እዞም እንሪኦም ዘለና ሓይልታት ናይ ፀፅታ ኮይኖም ብመስርዕ ናከዱ ንሪኦም፡፡ እዚ ገይረሞ ዘለዉ ዓይነት ክዳን እንታይ ተባሂሉ ይፍለጥ?

እዚ ንሪኦ ዘለና ዓይነት ፍረ ኾይኑ ፍሪኡ ዝብላዕ ዓይነት ተኽሊ እዩ፡፡ እዚ ተኽሊ ድማ ብፍላይ ኣብ ቆላማ ቦታታት ኢና ንረኽቦ፡፡ እዚ ዓይነት ተኽሊ እንታይ እናተባህለ ይፅዋዕ?

እዛ እንሪኣ ዘለና ዘመናዊት ኣቅሓ ምግቢ ከይባላሸው ኢሉ ድማ ንዝተፈላለዩ መስተታት መዝሐሊ እትጠቅም ዓይነት ኣቅሓ እያ፡፡ እዛ ኣቅሓቀ እዚኣ እንታይ ተባሂላ ትፍለጥ?

እዚ ንሪኦ ዘለና መጎጎ እናተባሃለ ዝፍለጥ ኮይኑ እንጀራ ንምስንካት ከምኡ ድማ ዝተፈላለዩ ዓይነት ቅጫ ንምስንካት ኢና ንጥቀመሉ። እዚ መጎጎ እዚ ካብ ምንታይ ዝተሰርሐ እዩ?

ኣብ'ዚ ምስሊ ዘርእየና ናይ ሃይማኖት እምነት ክርስትና ተከተልቲ ዝኮና ደቂ ኣነስትዮ ነፀላ ከምኡ ድማ ጥዋፍ ሒዘን ዘርእይ ምስሊ እዩ፡፡ እዚ ቦታ እዚ ኣበይ እዩ?

ናይ ሓደ ጋንታ መለለይ ዝኮነ ባንዴራ ንርኢ ኣለና። ከምኡ እዉን ድማ ዝተፋላለዩ ናይ ኩዕሶ ደገፍቲ ዝኮኑ ሰባት ንርኢ ኣለና። ብድሕሪ እዞም ሰባት ድማ ሓንቲ ሓወልቲ ትረአ ኣላ:: እዛ ሓወልቲ እዚኣ ኣበይ ትርከብ?

እዚ እንሪኦ ዘለና ካብ ሃይማኖት ቦታታት ሓደ ዝኮነ ቦታ እንትከውን መስጊድ ነጋሽ እናተባሃለ ድማ ይፍለጥ፡፡ እዚ መስጊድ እዚ ብምንታይ ምክንያት ጉድኣት በፅሕዎ ኣሎ?

ኣብዚ ምስሊ እንሪኣ ዘለና ሓንቲ ኣዶ በርበረ እናሸጣ ኣብ ዕዳጋ ዘርኢ ምስሊ እዩ። ከምኡ ድማ ንምግብነት መምቀሪ እንጥቀሉ ነገር ኣብ ቅድሚኤን ንርኢ ኣለና። እቲ ነገር እሱ እንታይ ተባሂሉ ይፍለጥ?

ኣብዚ እንሪኦ ዘለና ዓይነት ምግቢ እንትከውን እዚ ምግቢ እዚ ንዝተፈላለዩ ምስ እንጀራ ምስ ጥሕሎ ዝብላዕ ዓይነት ፀብሒ እዮ እዚ ፀብሒ እዚ ተሰሪሕሉ ዘሎ መሳርሒ እንታይ ተባሂሉ ይፍ

ኣብዚ ምስሊ ዘሪኤና ሓደ ናይ ገጠር ስፍራታት ትግራይ ካብ ዝኾነ ቦታ እዩ፡፡ እዚ ከባቢ እዚ ከምቲ ንሪኦ ዘለና ብዝተፈላለዩ ናይ ተፈጥሮ ፅባቐ ዘርኢታት ዝተሸፈነ እዩ፡፡ እዚ ቦታ እዚ ኣበይ ከባቢ ይርከብ?

እዛ ኣብ ምስሊ ንሪኣ ዘለና መፅሓፍ "ዕዉት ህይወት" ትብል ርእሲ ዘለዋ ኾይና ዕዉት ህይወት ክርስትና ከመይ ዝበለ እዩ? ብኸመይ ከ ኣብ ሓዊ ትመላለስ ዝብል ትሕዝቶ ድማ ኣለዋ፡፡ እዛ መፅሓፍ እዚኣ ዝደረሳ ወይ ድማ ዝፀሓፋ መን እዩ?

ኣብዚ እንሪኦ ዘለና ሓደ መንእሰይ ናይ ባህላዊ ኣከዳድና ተከዲኑ ከምኡ ድማ ኣብ ፀጉሩ ሓደ ካብ ናይ ፀባ ውፅኢት ዝኮነ ቅብኣት ተቀቢኡ ኣሎ፡፡ እዚ ገይርዎ ዘሎ ቅብኣት እንታይ እንዳተባሃለ ይፍለጥ?

ኣብዚ ምስሊ እዚ ሓምለዋይ ቦታታት ከምኡ ድማ ዝተፈላለዩ ጎቦታት ንርኢ አለና፡፡ ብተወሳኪ ድማ ዝተፈላለዩ ዓይነት ናይ መንገዲ ፅርግያ ንርኢ ኣለና፡፡ እዚ ቦታ እዚ ኣበይ ከባቢ ይርከብ?

ኣብዚ እንሪኣ ዘለና ጓል አነስተይቲ ናይ ፀጉሪ ኣቛንና ካብ ዝኮነ ሓደ ቁኖ ተቆኒና ኣላ፡፡ እዚ ተቆኒናቶ ዘላ ዓይነት ቁኖ እንታይ እናተባሃለ ይፅዋዕ?

ኣብዚ ንሪኦ ዘለና ናይ ገጠር ከባቢ እንትኸውን ዝተፈላለየ ካብ ሓሰርን ዝተፈላለየ ዕንፀይትታትን ዝተሰርሑ ገዛውቲ ንሪኢ ኣለና፡፡ እዞም ገዛውቲ እዚኦም ኣብ ምንታይ ከባቢ ይርከቡ?

ኣብዚ ንሪኦ ዘለና ታሪካዊ ናይ ሃይማኖት ቦታ ካብ ኣብ ትግራይ ኣለው ዝባሃሉ ሓደ ናይ ሃይማኖት ቦታ እዩ፡፡ እዚ ቦታ እዚ እንታይ ተባሂሉ ይፅዋዕ? ኣበይ ከባቢ ኸ ይርከብ?

እዘን ኣብ ምስሊ እንሪአን ዘለና ደቂ ኣነስትዮ ናይ ሃይማኖት ክርስትና ኣመንቲ ወይ ድማ ተከተልቲ እየን፡፡ እዚ ገይረንኦ ዘለዋ ዓይነት መሸፈኒ እንታይ ተባሂሉ ይፅዋዕ?

ኣብዚ እንሪኦ ዘለና ኣቅሓ ካብ ናይ ገዛ ኣቅሑ ሐደ ኮይኑ መብዛሕትኡ ግዜ ቡና ንምስታይ ኢና እንጥቀመሉ፡፡ ናይ እዚ ኣቅሓ እዚ ስም እንታይ እናተባሃለ ይፅዋዕ?

ኣብዚ እንርእዮ ዘለና ካብ ዓይነት መጋይዝፂ ሓደ እንትኸዉን ኣብ እዝኒ ኢሉ እዉን ኣብ ክሳድ ዝግበር ዓይነት መጋየፂ ኢና ንርኢ ዘለና። ናይዚ መጋየፂ እዚ ስም ታይ ተባሂሉ ይጽዋዕ ?

ኣብዚ ንሪኦ ዘለና ሰባት ኣብ ናይ ቀውዒ ስራሕ ዝኾነ ኣብ ናይ ዓፂድ ስራሕ ተዋፊሮም ንርኢ ኣለና። እዚ ዝዓፅድዎ ዘለዉ ዓይነት ዘርኢ እንታይ ተባሂሉ ይፅዋዕ ?

ኣብዚ ምስሊ ንሪኦ ዘለና ድማ ዝተጠብሰ ስጋ ኮይኑ ኣብ ባህላዊ ናይ መትሓዚ ተቀሚጡ ኣሎ። እዚ ተቀሚጥሉ ዘሎ መትሐዚ እንታይ ተባሂሉ ይፅዋዕ ?

አብዚ ንሪኦ ዘለና ድማ ፍሉጥ ናይ ቤት ምግብን መስተን ዝኾነ ትካል እዩ ። እዚ ትካል እዚ አበየናይ ከተማ ትግራይ ይርከብ?

ኣብዚ ምስሊ ንሪኦ ዘለና ናይ ሕርሻ ቦታ እንትኸውን ብኣቡዑር ጌሮም እናሓረሱ ዝርከቡ እቲ ንመሕረሲ ዝጥቀምሉ ዘለው ንብረት እንታይ ተበሂሉ ይፍለጥ?

ኣብዚ እንሪኣ ዘለና ዓይነት ተሽከርካሪ ኣብ ናይ ህንፃ ስራሕቲ መብዛሕቲኡ ግዜ ንሪኣ ኮይና እዛ ተሽካርካሪት እዚኣ ናይ ባዕላ ዝኾነ ፉሉይ መፀውዒ ኣለዋ። እንታይ እንዳተባሃለት ትፅዋዕ?

ኣብዚ ንሪኦ ዘለና ህንፃ ሓደ ናይ ወሃብቲ ኣገልግሎት መፋለጢ ንሪኢ ኣለና፡፡ እዚ መፋለጢ ናይ ምንታይ ዓይነት ትካል ናይ ምንታይ ዓይነት ኣገልግሎት መፋለጢ እዩ? ኣበይ ከ ይርከብ?

ኣብ እዚ እንሪኦ ዘለና ዓጋመ ዝብል መፅሓፍ እዩ፡፡ አብዚ ምስሊ ከም እንሪኦ ድማ ሜስ ንሪኢ ኣለና፡፡ እዚ ሜስ ተቀሚጥሉ ዘሎ ኣቅሓ እንታይ እንዳተባሃለ ይፅዋዕ?

እዚ እንሪኦ ዘለና ሓንቲ ጓል ኣነስተይቲ ጋመ ዝበሃል ዓይነት ቁኖ ዝተቆነነት ጓል ኣነስተይቲ ንርኢ ኣለና፡፡ እዛ ጓል ኣነስተይቲ እዚኣ ኣብ ርእሳ ናይ ፀባ ውፅኢት ዝኾነ ቅባኣት ትቅባእ ኣላ፡፡ እዚ ቅብኣት እዚ እንታይ ተባሂሉ ይፅዋዕ?

ኣብዚ ንሪኦ ዘለና ካብ ዓይነታት መጋየፂ ሓደ ዝኾነ ብፍላይ ድማ ኣብ ዝተፈላለዩ ጉዳያት በዓላት ንገብሮም ዓይነት መጋየፂ እዩ ። ናይዚ መጋየፂ ስም እንታይ እንዳተባሃለ ይፍለጥ ።

እዚ እንሪኦ ዘለና ዓይነት ተክሊ ንድምቀት ሓደ ከተማ ኢሉ እዉን ንመፅለሊ ዝከውን ዓይነት ተክሊ እዩ፡፡ እዚ ተክሊ እዚ እንታይ ተባሂሉ ይፍለጥ?

ኣብዚ ምስሊ እዚ ሰባት ኣብ መንገዲ እንትሓልፉ ዘርእየና። ከምኡ ድማ ሓንቲ ተሽከርካሪት ትርኣየና ኣላ። እዛ ተሽከርካሪት እዚኣ ናይ ባዕላ ዝኮነ ፍሉይ መፀዉዒ ኣለዋ። እዛ ተሽከርካሪት እዚኣ እንታይ ተባሂላ ትፅዋዕ?

እዚ ንሪኦ ዘለና ካብ ናይ ገጠር ገዛውቲ ኣሰራርሓ ሓደ ዝኾነ ናይ ገዛ ኣሰራርሓ እዩ፡፡ እዚ ገዛ እዚ ካብ ዝተፈላለዩ ሓሰር፣ ዕንፀይቲ ከምኡ ድማ ዝተፈላለየ ጭቃ ዝተሰርሐ ዓይነት ገዛ እዩ፡፡ እዚ ገዛ እዚ እንታይ እናተህለ ይፅዋዕ?

ኣብዚ እንሪኦ ዘለና ካብ ዓይነታት ፍረ-ምረ ሓደ እንትኸውን ብዙሕ ጠቅምታት ዘለዎ ዓይነት ፍረ-ምረ እዩ። እዚ ፍረ-ምረ እዙይ ንዝተፈላለዩ ፅማቅ መስሪሒ እውን ይጠቅመና። እዚ ፍረ-ምረ እዙይ እንታይ እንዳተባሀለ ይፅዋዕ?

ኣብዜ ነርኦ ዘለና ሓንቲ ጐሎን ስጢቲ ኣብክሳዳ ምጋየጺ ገይራ ኣላ ቆምቡ ድማ ፍሉይ ጽኾነ ናይ ባህላዊ ኣከዳድና ተኸዲና ኣላ እዝ ገይራ እቶ ዘላ ኃይነት ባህላዊ ክዳል ታይ ተዋሂሉ ይጽዋዕ?

እዞም ንሪኦም ዘለና ናይ ወልዋሎ ኩዕሾ እግሪ ደገፍትን ተጫወትን እዮም፡፡ እዚ ቦታ እዚ ኣበይ እዩ?

ኣብ እዚ ምስሊ እንሪኦ ዘለና ናይ ጭራዋጣ ትሕዝቶ ዘለዎ ወይ ድማ ብጭራዋጣ ዝተዓጀበ ደርፊ እንትኸዉን እዚ ደርፊ እዚ ብመን ተሰሪሑ?

እዚ ንሪኦ ዘለና ናይ ሓደ ማዕፆ ዘርኢ ምስሊ ኾይኑ ማዕፆ ካብ ዝተፈላለዩ ነገራት ይስራሕ። ከም ንኣብነት ካብ ዕንፀይቲ ዝተፈላለዩ ነገራት ይስራሕ እዚ ንሪኦ ዘለና ድማ ካብ ምንታይ ዝተሰርሐ እዩ?

በለስ ከምዝፍለጥ ንምግብነት ዝዉዕል ኮይኑ ብፍላይ ድማ ኣብ እዋን ክረምቲ እዩ ብኣብዝሓ ዝረአ። በለስ ብፉሉይ ዝረአየሎም ቦታታት ኣበይ ከባቢ እዮም?

ከም ዝፍለጥ ፍራምረ ንሰውነትና ኣዝዩ ብዙሕ ጥቕሚ እዩ ዘለዎ፡፡ እዚ ንሪኦ ዘለና ድማ ካብቶም ብዙሕ ዓይነት ጥቕሚ ዘለዎም ዓይነት ፍራምረ ሓደ እዩ፡፡ እዚ ንሪኦ ዘለና ዓይነት ፍራምረ እንታይ ተባሂሉ ይፍለጥ?

መጋየፅታት ካብ ዝተፈላለዩ ነገራት ክስርሑ ይኽእሉ እዮም። ከም ንአብነት ካብ ወርቂ፣ ነሓስ ዝተፈላለዩ ሓፂናትን ይስርሑ እዮም። እዚ አብ ምስሊ እንሪኦ ዘለና ዓይነት መጋየፂ ካብ ምንታይ ዝተሰርሐ እዩ?

ኣብዚ እንሪኣ ዘለና ካብናይ በረኻ እንስሳ ሓንቲ ዝኾነት ዓይነት ዑፍ ዝተፈላለዩ ሕብርታት ዝወነነት ዑፍ እያ። ናይ እዛ ዑፍ እዚኣ ፍሉይ መፀውዒ እንታይ እንዳተብሃለ ይፍለጥ?

እዛ ኣቅሓ እዚኣ ናይ ገዛ ኣቅሓ ካብ ዝባሃሉ ሓንቲ ኮይና መብዛሕቲኡ ግዜ ንመፅፈፊ ዝተፈላለዩ ምግቢ ኢና ንጥቀመላ። እዛ ኣቅሓ እዚኣ ናይ ባዕላ ዝኮነ መፀውዒ ስም ኣለዋ። እንታይ ተባሂላ ትፅዋዕ?

ኣብዚ ንሪኣ ዘለና ዓይነት ነብሳት ዘይትጓዳእ ከምኡ ድማ ዝተፈላለየ ሕብርታት ዘለዋ ዓይነት ነብሳት እያ፡፡ እዛ ነብሳት እዚኣ ናይ ባዕላ ዝኾነ መፀውዒ ኣለዋ፡፡ እንታይ ተባሂላ ትፅዋዕ?

አብዚ ምስሊ አባላት ስድራ አብ ገዛ ኮፍ ኢሎም ንሪኢ አለና፡፡ አብዚ ገዛ ድማ ቡዙሓት ስራሕቲ ናይ ኢድ ዝኾኑ ጥበባት ንሪኢ አለና፡፡ እዞም እንሪኦም ዘለና ናይ ኢድ ስራሕቲ እንታይ ተባሂሎም ይፅውዑ?

እዚአም እንሪአም ዘለና ዓይነታት ሳሙና ኮይኖም አብ መሸጢ ተዘርጊሖም ንዕድጋ ቀሪቦም ይርከቡ እዚኦም ሳሙናታት ካብ ምንታይ ይስርሑ ?

ኣብዚ ንሪኦ ዘለና ሓደ ናይ ሃይማኖት ስፍራ ዝኾነ ቦታ እዩ። ከምኡ ድማ ሓደ ኣቦ ኣብቲ በሪ ጠጠው ኢሎም ንሪኢ ኣለና። እዚ ስፍራ እዚ ኣበይ ከባቢ ይርከብ?

ኣብዚ እንሪኣ ዘለና ካብ ዓይነታት ኣዕዋፍ ሓንቲ ኮይና እዛ ዒፍ እዚኣ ናይ ባዕላ ዝኾነ መፀዊዒ ኣለዋ። እንታይ ተባሂላ ትፅዋዕ?

እዛ እንሪኣ ዘለና ዓይነት መሳርሒ ካብ ናይ ሙዚቃ መሳርሒ ሓንቲ ኮይና፡፡ ኣብ ናይ ዘመናዊ ሙዚቃ ንሪኣ። እዛ መሳርሒ እዚኣ እንታይ ተባሂላት ፅዋዕ?

ግመል ከምኡ ድማ ኣድጊ ንመጓዓዓዚ ከም ዝጠቕሙ ዝፍለጥ ኮይኑ እዚ ኣብዚ ምስሊ ዘሪአና እውን ንሱ እዩ። ግመል ብተወሳኺ ካብ ምጉዓዓዝ ሓሊፋ ካሊእ ጥቕምታት ኣለዋ። ካብቶም ጥቕምታታ እንታይ እንታይ እዮም?

እዛ ጓል ኣንስተይቲ ጌራቶ ዘላ ዝተፈላለዩ ዓይነት መጋየፂ ከምኡ ድማ ባህላዊ ኣከዳድና ተኸዲና ኣላ። እዛ ጓል ኣንስተይቲ እዚኣ ተቆኒናቶ ዘላ ናይ ፀጉሪ ዓይነት ቁኖ እንታይ ተባሂሉ ይዕዋዕ?

ኣሕምልቲ ኢሉ ድማ ፍረምረ ንሰዉነትና ቡዙሕ ጥቅሚ ከም ዘለዎ ዝፍለጥ እዩ። እዚ እንርእዮ ዘለና ድማ ካብ ዓይነታት ፍረምረ ሓደ እንትኸዉን ሽሙ እንታይ ተባሂሉ ይፍልጥ?

እዞም ንርኦም ዘለና ሰባት ኣብ ገዛ ኮፍ ኢሎም ይርከቡ። እዚ ገዛ ድማ ብዝተፍላላዩ ናይ በህላዊ መጋየፅታት ተኸቢቡ ኣሎ። እዞም ኣብ መንደቕ ዝርከቡ ባህላዊ መጋየፅታት እንታይ ተባሂሎም ይፅውዑ?

ኣብዚ እነርኦ ዘለና ዝተዓሸገ ሕሩጩ ፀባ እዩ። እዚይ ሕሩጩ ፀባ እዚ ካብ ምንተይ ካብ ምንታይ ጥር ነገራት ይዳሎ? ከምኡ ድማ እዝ ፀባ እዚ ብኣብዛሓ መን ክጥቀመሉ ነርኦ?

ኣብዚ ንሪኦ ዘለና ዝተፈላለዩ አቅሓታት መሸጥን መዐደግን ዝኾነ ዕዳጋ ኢና ንርኢ ዘለና ። ከምኡ ድማ ቡና ንርኢ አለና። ቡና ብፍላይ አበይ ከባቢ ሃገርና ይቦቅል?

ኣብዚ እንሪኦ ዘለና ናይ ሃይማናታዊ ትሕዝቶ ዘለዎ ናይ ኣብ ክሳድና ዝእሰሩ መጋየፂታት ክሪታት ንሪኢ ኣለና። እዞም መጋየፅታት ወይ ድማ ክሪታት እዞም ኣብ ከመይ ዓይነት ቦታት እንዳተሸጡ ንረክቦም?

ከምቲ ዝፍለጥ አብ ትግራይ ብዙሓት ዓይነት ባህላዊ አከዳድናታት አለው። እዚ አብ ምስሊ ንሪኦ ዘለና እውን ካብቶም ባህልታት ናይ ሓደ ዝገልፅ ባህላዊ አከዳድና እዩ። እዚ ዓይነት ባህላዊ አከዳድና ናይ ምንታይ ዓይነት ባህላዊ አከዳድና እይ?

እዚ ንሪኦ ዘለና እንስሳ ካብ እንስሳ ዘቤት ዝኾኑ ሓደ እንስሳ እዩ፡፡ እዚ እንስሳ እዚ ንመጓዓዓዚ ንጥቀመሉ ዓይነት እንስሳ እዩ፡፡ እዚ እንስሳ እዚ መን ተባሂሉ ይፅዋዕ?

አዚ ኔሪኦ ዘለና ሓደ ኣቦ አብ ናይ መሃይማኖታዊ ታሪኻዊ ጥበባዊ ዝኾነ ቦታ ወይ ድማ ሥፍራ ጠጠው ኢሎም ዘርኢ ምስሊ እዩ እዙ ቦታ እዙይ ኣበይ ይርከብ

እዛ ጓል ኣስተይቲ እዚኣ ካብቶም ብዙሓት ዓይነታት ኣቋንና ቁኖ ሓደ ዝኾነ ዓይነት ቁኖ ተቆኒና ኣላ ።እዚ ቁኖ እዚ ናይ ባዕሉ ዝኾነ መፀዊዒ ኣለዎ ።እዚ ቁኖ እዚ እንታይ ተባሂሉ ይፅዋዕ ?

እዛ እንሪአ ዘለና እንስሳ አብ በረኻ ካብ ዝነብሩ እንስሳ ሓንቲ ኾይና፤ ሳዕሪ እናተመገበት ድማ ትነብር፡፡ እዛ እንስሳ እዚአ ስማ መን ተባሂላ ትፅዋዕ?

እዞም ኣብ ምስሊ እንሪኦም ዘለና ኣቦታት ካብ ባህላዊ መስተ ተባሂሉ ዝፍለጥ ሓደ ዝኮነ ስዋ ናይ ባህላዊ ዝኮነ መሳተዪ እንዳሰተዩ ንሪኦም ኣለና ። እዚ ባህላዊ መስተዪ ካብ ምንታይ ይስራሕ?

ኣብዚ እንሪኦ ዘለና ካብ ዓይነታት እፀዋት ሓደ ዝኾነ እንትኸውን መብዛሕቲኡ ግዜ ኣብ ቆላማ ቦታታት ዝበቁል ዓይነት ተኽሊ እዩ። ናይዚ ዓይነት ዚ ተኽሊ እዙይ ስም እንታይ እናተባህለ ይፅዋዕ?

እብዚ ምስሊ እንሪኦ ዘለና ቆልዑ ዘመናዊ መፃወቲ ዝኮነ መሳርሒ ተጠቂሞም ጨወታ እናተጫወቱ ይርከቡ። እቲ ዝጫወትሉ ዘለው መሳርሒ እንታይ ተባሂሉ ይፅዋዕ?

ኣብዚ ንሪኦ ዘለና ዝተፈላለዩ ዓይነት ኣቑሑ መሸጢ እዩ ።ብፍላይ ድማ ኣብ እዋን ፅሓይ ከም መፅለሊ ኣብ እዋን ማይ ክኾን ከሎ ድማ ከም መዕቀሊ ንጥቀመሉ ዓይነት ኣቅሓ ኢና ንርኢ ዘለና። እዚ ኣቅሓ እዚ ታይ ተባሂሉ ይፅዋዕ?

ካብቶም ፉሉጣት ዝበሃሉ በዓላት ሓደ እዩ። ኣሸንዳ ብፍላይ ደማ ብደቂ ኣንስትዮ እንዳተኸበረ ዝውዕል በዓል እዩ። እዘን እንሪኤን ዘለና ደቂ ኣንስትዮ ናይ ኣበይ ከባቢ አከባብራ በዓል ኣሸንዳ እየን ዘኽብራ ዘለዋ?

እዞም ንሪኦም ዘለና ክልተ መናእሰይ ናይ ባህላዊ ትሕዝቶ ዘለዎ ኣከዳድና ተኸዲኖም ኣለዉ:: እዚ ኣከዳድና እዚ ናይ ኣበይ ከባቢ ኣከዳድና እዩ?

እዚ ምስሊ እዚ ዘርእየና ኣብ ናይ ምክባር ቤተ መዘክር ውቅሮ ዝነበረ መፋለጢ እዩ። እዚ መፋለጢ እዚ ኣብ መበል ክንደይ ዓመት ዝነበረ እዩ?

እዘን ንሪአን ዘለና ደቂኣንስትዮ ኣብ ናይ ስራሕቲ እደ-ጥበብ ካብ ዝምደብ ዓይነት ናይ ኢድ ስራሕቲ ዝኾነ ይሰርሓ ኣለዋ። እዚ ዝሰርሐኦ ዘለዋ ንምንታይ ንምንታይ ግልጋሎት ክውዕል ይኽእል?

እዚ እንሪኦ ዘለና ቅጫ ኮይኑ ንስዋ ዝተባሃለ ዝተሰንከተ ዓይነት ቅጫ እዩ ዘርእየና፡፡ እዚ ቅጫ እዚ ናይ ባዕሉ ዝኾነ መፀዊዒ ኣለዎ፡፡ እዚ ቅጫ እዚ እንታይ ተባሂሉ ይፅዋዕ?

እዚ እንሪኦ ዘለና ኣቕሓ ካብ ዝተፈላለዩ ናይ ኢደ ጥበብ ስራሕቲ ዝኾኑ ናይ ዕንፀይቲ ስራሕቲ ዝተሰርሐ እዩ። እዚ እንሪኦ ዘለና ዓይነት ኣቕሓ ሽሙ እንታይ ተባሂሉ ይፅዋዕ? ንምንታይ ግልጋሎት ከ ይጠቅም?

ኣብዚ ምስሊ ዘርእየና መናእሰያት ባህላዊ ክዳን ተኸዲኖም ከምኡ ድማ በትሪ ኣብ ኢዶም ሒዞም ኣብ ማእኸሎም ድማ ሓዊ ይርኣየና ኣሎ፡፡ እዞም መናእሰያት እዚኦም ናይ ምንታይ ዓይነት ዓዲ ባህሊ ኣከዳድና ተኸዲኖም ንሪኦም ኣለና?

እዙይ ንርኦ ዘለና ካብ ሥራሕእቲ ናይ ሓመድ ናይ ጭቃ ዝኾኑ ሠራሕእቲ ሻኽላ ኢና ንርኢ ዘለና እዞም ንርእኦም ዘለና ናይ ገዛ ኣቝሑ እንታይ ዓይነት ግልጋሎት ይህቡና?

እዙይ እንርእዮ ዘለና ኣብ ትግራይ ካብ ዝርከቡ ሃይማኖታዊ ጥንታዊ ታሪካዊ ቦታታት ዝኮነ ሓደ ቦታ እዩ። እዙይ እንርእዮ ዘለና ናይ ሃይማኖት ቦታ ኣበይ ከባቢ ዝርከብ እዩ?

እዘን ንሪአን ዘለና ዓይነት እንስሳ ናይ ገዛ እንስሳ ኮይነን ናይ በጊዕ ውላድ እየን። እዘን ናይ በጊዕ ውላድ ድማ ናይ ባዕለን ዝኮነ መፀውዒ ስም አለወን። ብተለምዶ እንታይ እናተብሃላ ይፍለጣ?

እዚ አብ ምስሊ እንሪኦ ዘለና ቦታ ዝተፈላለዩ ዓይነት ተኽሊ ከምኡ ድማ ኮፍ መበሊ ይርከብዎ። እዚ ቦታ አብይ ከባቢ ይርከብ ?

ባህላዊ ወይ ድማ ባህላዊ ትሕዝቶ ዘለዎ ዓይነት ሙዚቃታትን ከምኡ ድማ ዘመናዊ ሙዚቃታትን ብምስራሕ እትፍለጥ ድምፃዊት እያ። እዛ ድምፃዊት እዚኣ መን ተባሂላ ትፅዋዕ ?

እዞም ንሪኦም ዘለና ናይ ገዛ አቁሑ ካብ ዝተፈላለዩ ፈትልታትን ላካታትን ዝስርሑ ኮይኖም ስፈ እናተባሃሉ ድማ ይፅውዑ። እዞም ስፈታት እዚኦም ንምንታይ ዓይነት አገልግሎት ይውዕሉ?

ኣብዚ ንሪኦ ዘለና ቦታ ሓምለዋይ ቦታ ንሪኢ ኣለና። እዚ ቦታ እዚ በኣትክልቲ ብዓበይቲ ኣቁዋማት ዝተሸፈነ ቦታ የርኢ። እዚ ከባቢ ኣበይ እዩ?

እዚ ንሪኦ ዘለና ኣቕሓ መብዛሕቲኡ ግዜ ኣብ ከባብታት ገጠር ዝርከብ ኮይኑ ብፍላይ ድማ ንፃባ መትሓዚ ንጥቀመሉ ዓይነት ሓቕሓ እዩ። ናይ እዚ ኣቕሓ እዙይ ሽም እንታይ እናተባህለ ይፍለጥ?

እዚ ንሪኦ ዘለና ውሩይ ናይ ትግርኛ ድምፃዊ እዩ፡፡ እዚ ድምፃዊ እዚ ብዙሓት ዝተፈላለዩ ዓይነት ደርፍታት ዝሰርሐ ድምፃዊ እዩ፡፡ እዚ ድምፃዊ እዚ መን እናተባህለ ይፅዋዕ?

አብዚ ምስሊ ዝረአ ዘሎ ናይ በለስ ገልዒ ወይ ድማ ናይ በለስ ተኽሊ ንሪኢ አለና:: እዚ በለስ እዚ አብ ምንታይ ከባቢ ብአብዝሓ ይፍለጥ?

አብዚ ምስሊ እንሪኦ ዘለና ጋል አንስተይቲ ፀጉራ ብናይ ዘመናዊ ስሪሒት ዝኮነ ዓይነት ቁኖ ተቆኒና ዘላ። እዚ ዓይነት ቁኖ ናይ ባዕሉ ፍሉይ ዝኮነ መፀውዒ አለዎ። ስሙ እንታይ ተባሂሉ ይፍለጥ?

እዚ ኣብ ምስሊ እንረኦ ዘለና ካብ ዓይነት እፅዋት ሓደ ኮይኑ ብኣብዛሓ ድማ ኣብ ቆላማ ቦታት ንረክቦ። እዚ ዓይነት እፅዋት እዚ እንታይ እንዳተባሃለ ይፅዋዕ ?

እዙይ እንርእዮ ዘለና ናይ ገዛ አቕሓ እንትኸውን ንዝተፈላለዩ ነገራት መስሪሒ ይጠቅመና። ከም ንኣብነት ንቅጫ መሰንከቲ ዝተፈላለዩ ምግብታት መብሰሊ ይጠቅመና። እዙይ መሳርሒ እዙይ እንታይ ተባህሉ ይፍለጥ?

ኣብዚ ንሪኣ ዘለና ሓንቲ ጓል ኣንስተይቲ ፀጉራ ግልብጭ ብዝባሃል ዓይነት ቁኖ ባህላዊ ኣቋንና ዝተቆነነት እያ። ከምኡ ውን ድማ ኣብ እዝና ዝተፈላለየ መጋየፂታት ጌራ ኣላ። እቲ ብላዕሊ እዝና ዘሎ ዓይነት መጋየፂ እንታይ እናተባህለ ይፅዋዕ?

እዚ ንሪኦ ዘለና ኣብ ዓይንና ጌርና ምስሊ ንምርኣይ ወይ ድማ ንመመላኽዒ ንጥቀመሉ ዓይነት ኣቕሓ እዩ፡፡ እዚ ኣቕሓ እዚ እንታይ እናተባህለ ይፅዋዕ?

እዚ እንርእዮ ዘለና ዓይነት ተክሊ ካብ ዓይነታት ኣሕምልቲ ሓደ ኾይኑ ብተሎምዶ ድማ ሓምሊ እናተብሃለ ይጽዋዕ። ሓምሊ ንሰውነትና ብዙሕ ዓይነት ጥቅምታት ኣለዉዎ። ካብቶም ዝህበና ጥቅምታት እንታይ እንታይ የካትትውም?

እዙይ እንርእዮ ዘለና ብኣመንቲ እምነት ክርስትና ናይ ዝኽበር ብዓል ጥምቀት ምክበሪ ቦታ እንትከውን ኣብ ኣክሱም ድማ ይርከብ። ናዙይ ቦታ እዙይ ፍሉይ መፀውዒ ሽም እንታይ ተባህሉ ይፍለጥ?

ኣብዚ ንሪኦም ዘለና ክልተ ሰባት ናይ ባህላዊ ኣካዳድና ዝተኸደኑ ሰባት እዮም፡፡ እዞም ክልተ ተኸዲኖሞ ዘለዎ ዓይነት ናይ ባህላዊ ኣካዳድና ናይ ምንታይ ዓይነት ባህሊ ይውክል?

ኣብዚ ንሪኦ ዘለና ባህላዊ ዝኾነ ብፍላይ ድማ ኣብ ከባቢ ዓጋመ ዝፍለጥ ዓይነት ጥሕሎ ተባሂሉ ዝፅዋዕ ምግቢ እዮም እናተመገቡ ንሪኦም ዘለና፡፡ ጥሕሎ ካብ ምንታይ ይስራሕ?

እዚ ንሪኦ ዘለና ዓይነት ምግቢ ኮይኑ ካብ ዝተፈላለዩ ዓይነት ኣትክልቲ ኢሉ ድማ ናይ ፃባ ውፅኢት ካብ ዝኾነ ዓይነት ምግቢ ርግኦ ዝበሃል ዝተሰርሐ እዩ፡፡ እዛ ምግቢ ብሓፈሻዊ ኣፀዋውዓ እንታይ ተባሂላ ትፅዋዕ?

ኣብዘን ነርኤን ዘለና እንስሳ ካብ እንስሳ ገዛ ካብ እንስሳ ዘበት ዝምደባ ኾይነን እዘን እንስሳ እዜን ንምግብነት ከምኡ ድማ ንፃባ ይጣቕማና እዘን እንስሳ እዘየን ታይ ተባሂልን

ኣብዚ ምስሊ እዚ ህፃውቲ ቆልዑ ተኣኪቦም ከምኡ ድማ ሓደ ቀሺ ኣብ ማእከሎም ኮፍ ኢሎም ንሪኢ ኣለና ።ከምኡ ድማ ብድሕሪቶም ካብ ሳዕሪ ዝተሰርሐ ገዛ ንሪኢ ኣለና። እዚ ገዛ እዚ እንታይ ተባሂሉ ይፅዋዕ ?

ከምቲ ዝፍለጥ ደቂ ኣነስትዮ ዝቑነንኖኦን ዝስርሐኦን ፀጉሪ ዓይነት ቁኖን ስርሒታትን ብዙሓት እዮም፡፡ እዚ ድማ ካብኣቶም ሓደ ዝኾነ ናይ ፀጉሪ ኣቋንና ዘርእየና ዓይነት ምስሊ እዩ፡፡ እዚ ቁኖ እዚ ብተለምዶ ዝፅወዓሉ ፍሉይ መፀውዒ ኣለዎ፡፡ እንታይ እናተባህለ ይፍለጥ?

ኣብዚ እንሪኦ ዘለና ኣዴታትና ደቂ ኣንስትዮ ኣብ እግረን ይኹን ኣብ ዝተፈላለዩ ኣካላተን ዝሕነንኦ ዓይነት ናይ ሒና እዩ። እዚ ሒና እዚ ናይ ባዕሉ ዝኾነ መፀዉዒ ኣለዎ እንታይ እናተብሃለ ይፅዋዕ?

እዞም ኣብዚ ምስሊ እንሪኦም ዘለና ኣብ ትምህርቲ ቤት ከም ኮፍ መበሊ ተምሃሮ እንጥቀመሎም ኮፍ መበልታት እዮም:: እዞም ኮፍ መበልታት እዚኦም ከምቲ ንሪኦም ዘለና ተሰባቢሮም ይርከቡ። እዞም ተሰባቢሮም ዘለዉ ኮፍ መበሊታት ብምንታይ ምክንያት ዝተሰበሩ ይመስለኩም?

ኣብዚ ምስሊ ንሪአ ዘለና ጓል ኣንስተይቲ ናይ ምርኢት ኣከዳድና ክዳን ተርኢ ኣላ። እዛ ጓል ኣንስተይቲ እዚኣ ተርእዮ ዘላ ዓይነት ምርኢት እንታይ እናተባህለ ይፅዋዕ?

ንልዕሊ ዒስራን ሓሙሽተን ዓመት ዝፀንሐ ሕዚ እውን ዘሎ ናይ ሃገረ ኤርትራ መራሒ ዝኮነ ምስሊ እዩ ዘርእየና። እዚ መራሒ እዚ ሽሙ መን ተባሂሉ ይፅዋዕ?

አብዚ ንሪኦ ዘለና ዓይነት ጫማ ንውሕ ዝበለ ዓይነት ጫማ ኾይኑ ብፍላይ ድም አብ እዋን ክረምቲ ንጥቀመሉ ዓይነት ጫማ እዩ ።እዚ ጫማ እዚ ናይ በዕሉ ዝኾነ መፀውዒ አለዎ እንታይ እናተባህለ ይፀዋዕ?

ኣብዚ እንርእዮ ዘለና ድማ ዓይነት መስተ እንትከውን ናይ ፅሩይ ማይ መስተ እዩ። እዙይ ማይ እዙይ ድማ ናይ ባዕሉ ዝኮነ መፀውዒ ኣለዎ። እንታይ እናተባህለ ስሙ ይፅዋዕ?

እዘን ንሪአን ዘለና እንስሳ መብዛሕቲኡ ግዘ አብ ከባቢ ማይ ዘለዎ ቦታታት ኢና እንሪአን ከምኡ ድማ መምሀርን ነዊሕ ክሳድ ዘለዎን ዓይነት እንስሳ እየን። እዘን እንስሳ እዚአን ታይ ተባሂለን ይፅዋዓ?

እዚ ንርእዮ ዘለና ናይ ገዛ ኣቕሓ ኣብ በልሕቲ ነገራት ዝምደብ ከይኑ ንዝተፈላለዩ ምግብታት ንምሥራሕ ይጠቕመና፡፡ ከም ናኣብነት ንመኽተፊ ሽጕርቲ ዝተፈላለዩ ዓይነት ነገራት ንመኽተፊ ይጠቅመና፡፡ ናይዚ ኣቕሓ ስም እንታይ እናተብሃለ ይፅዋዕ?

እዚ ንሪኦ ዘለና ምስሊ ኣብ ከተማ ሽረ ኾይኑ ከምኡ ድማ ኣብ ማእኸል እዚ ከተማ ናይ ሓደ ፍሉጥ ተቓላሳይ ምስሊ የሪአና። እዚ ተቓላሳይ እዙይ መን ተባሂሉ ይፅዋዕ?

ኣብዚ እንሪኣ ዘለና ጓል ኣነስተይቲ ቁኖ ተቆኒና ኣላ። እዚ ተቆኒናቶ ዘላ ዓይነት ቁናኖ ድማ ኣለባሶ እንዳተባሃለ ዝፍለጥ እንትከውን ፤ከምኡ ድማ ኣብ እዝና መጋየፂ ገይራ ኣላ። እዚ ኣብ እዝና ገይራቶ ዘላ ዓይነት መጋየፂ ካብ ምንታይ ዝተሰረሐ ይመስል?

ኣብዚ ንሪኣ ዘለና ኣዶ ቆልዓ ሓዚላ ብባህላዊ ናይ እኽሊ መጥሓኒ ዝኾነ እኽሊ ትጥሕን ኣላ፡፡ እዚ ባህላዊ ናይ መጥሓኒ እኽሊ ካብ ምንታይ ዝተሰርሐ እዩ?

እዛ ንሪኣ ዘለና ካብ ዓይነታት ተሽከርከቲ ሓንቲ ኮይና፣ በዓል ኣርባዕተ እግሪ ጎማ ዘለዋ እያ። እዛ ዓይነት ተሽከርካሪት እዚኣ እንታይ ተባሂላ ትፅዋዕ ?

ኣብዚ ምስሊ ንሪኦ ዘለና ድማ ደቂ ኣንስትዮ ከም መመላክዒ መፀባበቂ ዝጥቀማሉ ኮይኑ እዚ መመላክዕን መፀባበቅን

እዚ እንሪኦ ዘለና ምስ እንጀራ ከምኡ ድማ ምስ ዝተፈላለየ ዓይነት መባልዒ ዝብላዕ ዓይነት ፀብሒ እዩ። እዚ ፀብሒ እዚ እንታይ ዓይነት ፀብሒ እዩ ? ካብ ምንታይ ይዳሎ ?

እዚ ንሪኦ ዘለና ናይ ሓደ ዝስተ ነገር መዓሸጊ እዩ፡፡ እዚ ዝስተ ነገር ድማ ንወዲ ሰብ ብዙሓት ጥቕምታት ዘለዉዎን መሰረታዊ ነገርን እዩ፡፡ እዚ ዓይነት እዚ ታይ ተባሂሉ ይፅዋዕ?

እዞም እንሪኦም ዘለና ኣቦ ናይ ሃይማኖት መራሒ ኮይኖም ናይ ሃይማኖት ካቶሊካዊት ቤተክርስትያን መራሒ እዮም ። እዞም ኣቦ እዚኦም ሽሞም መን ተባሂሎም ይፍለጡ ?

ኣብዚ ንሪኦም ዘለና ዝተፈላለዩ ዓይነት ገዛውቲ እዩ፡፡ እዞም ገዛውቲ እዚኦም ድማ ኣብ ናይ ገጠር ዝርከቡ ገዛውቲ እዮም፡፡ እዞም ገዛውቲ ካብ ምንታይ ካብ ምንታይ ክስርሑ ይኽእሉ?

ከም ዝፍለጥ ኣብ ትግራይ ብዙሓት ኣከዳድና፣ ቡዙሓት ባህልታት ኣለው። እዚ ንሪኦ ዘለና ካብቶም ባህልታት ሓደ ዝኾነ ዓይነት ባህላዊ ኣከዳድና እዩ። እዚ ንሪኦ ዘለና ናይ ኣበይ ከባቢ ዓይነት ኣከዳድና እዩ?

ኣብዚ እንሪኦ ዘለና ምስሊ ድማ ሓንቲ ኣዶ ቆልዓ ሓቁፋ ዘርኢ ምስሊ እዩ። ከምኡ ድማ እዛ ኣዶ ባህላዊ ዝኮነ ቁኖ ተቆኒና ኣላ። እዚ ተቆኒናቶ ዘላ ዓይነት ቁኖ እንታይ እንዳተባሃለ ይፅዋዕ ?

ኣብዚ ምስሊ እዚ እነሪኦ ዘለና ሓደ ከተማ ብእፅዋት ዝተሸፈነ ከተማ ብዓበይቲ ተክልታት ዝተመልአ ቦታታት ይርኣየና ኣሎ። እዚ ቦታ እዚ እዚ ከተማ እዚ ኣበይ እዩ?

እዞም ንሪኦም ዘለና መብዛሕትኡ ግዘ ንመማላኽዕን መፀባበቕን ንጥቀመሎም እዮም። እዞም መማላኽዕን መፀባበቕን እዚኦም ናይ ባዕሎም ዝኾነ ጎዳእትን ጥቅምን አለዎም። ናይዞም መማላኽዒ እዚኦም ጉድአታትት እንታይ እንታይ ክኾኑ ይኽእል?

ኣብዚ ምስሊ ንሪኤን ዘለና ዓይነት ተሽከርከርቲ መብዛሕቲኡ ግዜ ኣብ ፅርግያ ኣብ ጎደና ንሪኣን ዓይነት ተሽከርከርቲ እየን። እዘን ተሽከርከርቲ እዚኣን እንታይ እንዳተባሃላ ይፅዋዓ ?

ኣብዚ እንሪኦ ዘለና ካብ ዓይነታት ፍረ-ምረ ሓደ ዝኾነ ፍሪኡ ዝብላዕ ዓይነት ተኽሊ ኢና ንሪኢ ዘለና ። እዚ ተኽሊ እዚ ንሰውነትና ብዙሕ ዓይነት ጠቅምታት ከም ዘለዎ ዝፍለጥ እዩ። እዚ ዓይነት ተኽሊ እዚ እንታይ ተባሂሉ ይፅዋዕ?

እዚ ንሪኦ ዘለና ድማ ሃይማኖታዊ ትሕዝቶ ዘለዎ ብአመንቲ ሃይማኖት እምነት ክርስትና ዝኽበር ናይ በዓል ጥምቀት ዘርኢ ምስሊ እዩ። እዚ ቦታ እዚ አበይ ከባቢ ይርከብ?

ኣብዚ ንሪኣ ዘለና ዓይነት ተሽከርካሪት 3+ እግሪ ዘለዋ ዓይነት ተሽከርካሪት እያ፡፡ እዛ ተሽከርካሪት እዚኣ ናይ ባዕላ ዝኾነ መፀውዒ ኣለዋ፡፡ እንታይ ተባሂላ ትፅዋዕ?

እዚ እንሪኦ ዘለና ካብ ዓይነታት መጋየፂ ሓደ እንትከውን ብዋጋ እውን ክባር ዋጋ ዝሽየጥ ዓይነት መጋየፂ እዩ። እዚ ዓይነት መጋየፂ እንታይ ተባሂሉ ይፅዋዕ ?

ኣብዚ ንሪኦም ዘለና ተምሃሮ ናይ ካልኣይ ብርኪ ቤት ትምህርቲ ቀላሚኖ ተምሃሮ እዮም። ቤት ትምህርቲ ቀላሚኖ ብፍሉይ ንከመይ ዝበሉ ዓይነት ተምሃሮ ዝወሃብ ዓይነት ናይ ትምህርቲ ዕድል እዩ?

ኣብዚ ምስሊ ንሪኦ ዘለና ሓደ ቆልዓ ንሓደ ኣቦ መፅሓፍ እናሳለሞም እዩ ዝረአ ዘሎ። እቲ ንሪኦ ዘለና መፅሓፍ ናይምንታይ ዓይነት ትሕዝቶ ዘለዎ መፅሓፍ እዩ?

ኣብዚ እንሪኦ ዘለና ድማ ሓደ ናይ እንዳ ፀጉሪ መሰልጠኒ ዝኾነ ገዛ እዩ። ከምኡ ድማ እዘን ደቂ ኣንስትዮ ፀጉሪ ስልጠና ይወስዳ ኣለዋ። እዚ ፀጉሪ መሰልጠኒ እዚ ንኽንደይ ኣዋርሕ ንኽንደይ ግዜ ዝዋሃብ እዩ?

ኣብዚ ምስሊ ንሪኣ ዘለና ጓል ኣንስተይቲ እንጀራ ምስ ዝተፈላላዩ ዓይነታት ፀብሕታት ሒዛ አላ። ካብዞም ዝረኣዩ ዘለው ዓይነት ፀብሕታት እንታይ እንታይ ይጥቀሱ ?

ኣብዚ ንሪአን ዘለና ደቂ ኣንስትዮ ዝተፈላለዩ ዓይነት መጋየፂ ገይረን ኣለዋ። ከምኡ ድማ ናይ ሓደ ባህሊ ዝገልፅ ዓይነት ኣከዳድና ተኸዲነን ኣለዋ። እዚ ተኸዲነንኦ ዘለዋ ዓይነት ኣከዳድና ናይ ምንታይ ዓይነት ባህሊ ኣከዳድና እዩ?

ኣብዚ ንሪኦ ዘለና ውፅኢት ናይ ብረታ ብረትን ሓፂንን ዝኾነ ንብረት ኢና ንርኢ ዘለና፡፡ ከምዝፍለጥ ብሓፂን ንብዙሕ ዓይነት ንብረት መስርሒ ይጠቕመና። ካብኣቶም ድማ ዝተወሰኑ እንታይ እንታይ እዮም?

ኣብዚ ንሪኦ ዘለና ድማ ርግሀ ተባሂሉ ካብ ዝፍለጥ ዓይነት ተኽሊ ዝወፀ ዓይነት ሳዕሪ ዝስራሕ ናይ ዝተፈላለዩ እኽልታት ይኹን ዘርእታት መቑለዊ እንትኸውን እዚ መቑለዊ እዚ ናይ ባዕሉ መፀውዒ ኣለዎ፡፡ እንታይ እናተባህለ ይፅዋዕ?

እዚ ንሪኦ ዘለና እንስሳ ኣብ በረኻ ካብ ዝነብሩ ኣብ ናይ በረኻ እንስሳ ዝምደብ ዓይነት እንስሳ እዩ። ከምቲ ንሪኦ ዘለና ድማ ኣብ ቆርበቱ ዥንጉርጉር ዓይነት ሕብሪ ኣለዎ። እዚ እንስሳ እዙይ መን ተባሃሉ ይፍለጥ ?

ኣብ እዚ ንሪኦም ዘለና ህፃውንት ኣብ ቤት ትምህርቲ ኮፍ ኢሎም ዘርኢ ምስሊ እንትኸውን እዞም ህፃውንቲ እዚኦም ኣብየናይ ክሊ ዕድመ ዘለው ኣብ ክንደይ ደረጃ ትምህርቲ ዘለው ይመስሉ?

እዛ እንሪኣ ዘለና ኣብ በረኻ ትነብር ዓይነት እንስሳ ኮይና ብዙሓት እንስሳታት እናሃደነት እትበልዕ ዓይነት እንስሳ እያ፡፡ እዛ እንስሳ እዚኣ መን ተባሂላ ትፅዋዕ?

እዚ መፋለጢ እዚ ናይ ወይዘሪት ኣሸንዳ ውድድር ፅባቀን ባህልን ኣሸንዳ ዘርኢ ኮይኑ ኣብ ክንደይ ዓመተ ምህረት ዝተኻየደ እዩ? ከምኡ ድማ ኣበየናይ ዓዲ? ኣብ ምንታይ ቦታ ዝተኻየደ እዩ ?

ኣብዚ ነርአን ዘለና ካብ ኣብ ናይ ገዛ እንስሳት ዝምደባ ኾይነን እዘን እንስሳ እዚአን ሳዕሪ እንዳበላዓ እየን ዝነብራ እዘን እንስሳ እዚአን ንስጋን ንፉሉዩ ድማ ንፀባን ይጠቕማና። እዘን እንስሳ እዚአን እንታይ ተባሂለን ይፅዋዓ?

ኣብ ኣክሱም ብዙሓት ታሪካዊ ቦታት ከም ዘለው ዝፍለጥ ኮይኑ እዚ እንሪኦ ዘለና ሓደ ካብኣቶም ሓደ እዩ። እዚ እንሪኦ ዘለና ቤተ-ክርስትያን እንትኸውን፤ ስሙ እንዳ ምንታይ ተባሂሉ ይፍለጥ?

ኣብ እዚ ምስሊ እዚ ሓደ መንእሰይ እናሓለፈ ከምኡ ድማ ዝተፈላላዩ ዓይነት ክዳውንቲ ዝሽየጠሉ ቦታ ንርኢ ኣለና። ከምኡ ድማ ሓንቲ ተሽከርካሪት ንርኢ ኣለና። እዚ ቦታ እዚ ኣበይ ከበቢ እዩ።

እዚ እንሪኦ ዘለና ዓይነት ምግቢ እንጀራ ምስ ሕልበት እትኸውን ሕልበት ካብ ምንታይ ይስራሕ? ከምኡ ድማ ኣብ ምንታይ ከባቢ ብፉሉይ ይፍለጥ ?

ቡዙሓት ናይ ፀጉሪ ስሪሒታትን ቁኖታትን ከምዘለዉ ዝፍለጥ ኮይኑ እዛ ጓል ኣንስቴቲ እዚአ ድማ ካብቶም ቁነታት እቲ ሓደ ዝኮነ ዓይነት ቁኖ ተቆኒና ኣላ። እዚ ዓይነት ቁኖ እዚ እንታይ እንዳተባሃለ ይፅዋዕ?

ኣብዚ ከምንሪኦ ዘለና መምህር እንዳምሃረ ከምኡ ድማ ተምሃሮ ኮፍ ኢሎም ትምህርቲ እንዳተከታተሉ ኢና ንርኢ ዘለና:: እዞም ተምሃሮ እዚኦም ኣበየናይ ክሊ ዕድመ ዝርከቡ ይመስለኩም?

እዛ ንሪኣ ዘለና እንስሳ ንመጓዓዝያ ካብ ዝጠቅሙ ዓይነት እንስሳ ሓንቲ እያ። ከምኡ ድማ ኣብዚ ምስሊ ከም እንሪኣ ዘለና ዉላድ ናይ ኣድጊ እያ ዘላ። እዛ ዉላድ እዚኣ እንታይ ተባሂላ ትጽዋዕ?

እዛ ድምፃዊት እዚኣ ዛፉ ተባሂላ ትፍለጥ ድምፃዊት እያ፡፡ ከምኡ ድማ ናይእዛ ድምፃዊት እዚኣ ኣቡኣ ኣብ ሙዚቃ ትግርኛ ዓብዪ ስራሕ ዝሰርሐ ድምፃዊ እዩ፡፡ ናይእዛ ንሪኣ ዘለና ድምፃዊት ኣቡኣ ሽሙ መን ይበሃል?

ባህሊ ብኣከዳድና ብኣቋንና ይግለፅ እዩ፡፡ እዚ ኣብዚ ምስሊ ንሪኦ ዘለና ድማ ንሓደ ባህሊ ዝገልፅ ባህልን ቁኖ እዩ፡፡ እዚ ቁኖ እዚ ናይ ባዕሉ ዝኾነ መፀውዒ ድማ ኣለዎ፡፡ እዚ ቁኖ እዚ እንታይ ተባሂሉ ይፅዋዕ?

እዞም ንሪኦም ዘለና ናይ ሃይማኖት ክርስትና ተኸተልቲ ወይ ድማ ኣመንቲ እዮም፡፡ እዞም ተኸተልቲ እዚኦም እቲ ጌረሞ ዘለዉ ዓይነት ክዳን እንታይ እናተባህለ ይፅዋዕ?

ኣብዚ ንሪኦ ዘለና ናይ መሰረታዊ ግልጋሎት ዝኮነ ፅርጊያ ኢሉ ድማ ተፈላለዩ ናይ ተፈጥሮኣዊ ፅባቐ ዝወነነ ምስሊ እዩ ዘርኤና ዘሎ። እዚ ከባቢ እዚ ኣበይ እዩ?

እዚ ንሪኦ ዘለና ታሪኻዊ ናይ ሃይማኖት ቦታ ኮይኑ ምእመናን ከምኡ ድማ ዝተፈላለዩ ናይ ሃይማኖት መራሕቲ ዝርከብሉ ቦታ እዩ፡፡ እዚ ቦታ እዚ ኣበይ እዩ?

ኣብዚ እንሪኦ ዘለና ድማ ንዝተፈላለዩ ነገራት መሸፈኒ ከምኡ ድማ መመላክዒ እንጥቀመሉ ዓይነት ካብ ፈትሊ ዝስራሕ ዓይነት ኣቕሓ እዩ። እዚ ኣቕሓ እዙይ እንታይ ተባሂሉ ይፅዋዕ?

ኣብዚ እንሪኦ ዘለና ካብ ዓይነታት ፍረ-ምረ ሓደ እንትኸውን ንሰውነታ ብዙሕ ዓይነት ጠቅሚ ዘለዎ ዓይነት ፍረ ምረ እዩ ።እዚ ፍረ -ምረ እዙይ ናይ ባዕሉዝኾነ መፀዊዒ ኣለዎ ።እንታይ ተባሂሉ ይፅዋዕ ?

እዚ ንሪኦ ዘለና ተኽሊ ካብ ዓይነታት ፍረምረ ሓደ ኮይኑ እዚ ፍረ እዚ ዝብላዕ ፍረ እዩ፡፡ ናይ ባዕሉ ዝኾነ መፀውዒ ድማ ኣለዎ፡፡ እዚ ፍረ እዚ እንታይ ተባሂሉ ይፅዋዕ?

ኣብዚ እንሪኦ ዘለና ዝተፈላለዩ ኮፍ መበሊ ከምኡ ድማ መደቀሲ ዘርኢ ምስሊ እዩ። መደቀሲ ካብ ዝተፈላለዩ ነገራት ክስራሕ ይኽእል እዩ። እዚ ኣብዚ ምስሊ እንሪኦ ዘለና ዓይነት መደቀሲ ካብ ምንታይ ዝሰረሐ እዩ?

ኣብዚ ንሪኦ ዘለና ባህላዊ ፍሉጥ ዝኾነ ናይ ተምቤን ስዕስዒት እዩ፡፡ እዚ ስዕስዒት እዚ ናይ ባዕሉ ዝኾነ መፀውዒ ኣለዎ፡፡ እንታይ እናተባህለ ይፅዋዕ?

ኣብዚ እንሪኣ ዘለና ጓል ኣነስተይቲ ባህላዊ ዓይነት ኣቋንና ተቆኒና ኣላ ።ከምኡ ድማ ካብ ወርቂ ዝተሰረሐ ዓይነት መጋየፂ ገይራ ኣላ ። እታ ኣብ ድሕሪት ርእሳ ገይራታ ዘላ ናይ ባዕላ መፀዊዒ ኣለዋ። እንታይ ተባሂላ ትፅዋዕ ?

ኣብዚ እንርእዮ ዘለና መንእሰይ ምግቢ እናብሰለ ይርከብ። እዚ ዘብስሎ ዘሎ ዓይነት ምግቢ ካብ ሕርጭን ማይን ዝዳለ ኾይኖ እዙ ምግቢ እዙይ ናያባዕሉ ዝኮነሉ መጸዊዒ ኣለዎ። እዝ ምግቢ እዙይ ታይ እናታበሃለ ይጽዋዕ?

ኣብዚ እንሪኣ ዘለና ጓል ኣንስተይቲ ባህላዊ ቁኖ ዝተቆነነት ጓል ኣንስተይቲ እያ። ኢሉ እውን ደሞ ኣብ እዝና ዝተፈላለዩ ዓይነት መጋየፂ ተጠቒማ ኣላ ።እዚ ብላዕሊ ገይራቶ ዘላ ዓይነት መጋየፂ እንታይ እንዳተባሃለ ይፅዋዕ?

እዚ ንሪኦ ዘለና ካብ ናይ ኣብ ገዛኣቑሑ ዝምደቡ ባህላዊ ዝመደባ ዓይነት ኣቕሓ ኮይኑ መብዛሕቲኡ ግዜ ዝተፈላለዩ ነገራት ንምውቃጥ ኢና ንጥቀመሉ ብፍላይ ድማ ቡና። እዚ ኣቕሓ እዚ ካብ ምንታይ ዝተሰረሐ እዩ?

እዚ ንሪኦ ዘለና ከይዲ ምምሃር ምስትምሃር ዝገልፅ ዓይነት ምስሊ እዩ። ብፍላይ ድማ ኣብዚ ምስሊ እዚ ዝረአያ ዘለዋ ደቂ አንስትዮ እየን። ጓል አንስተይቲ ምምሃር እንታይ ዓይነት ጥቅሚ እዩ ዘለዎ?

እዚ ኣብ ምስሊ ንርእዮ ዘለና መንእሰይ ናይ ኩናማ ዝኾነ ባሃላዊ ዓይነት ኣከዳድና ተኸዲኑ ኣሎ። እዚ መንእሰይ ጌርዎ ዘሎ ዓይነት ክዳን ካብ ምንታይ ዝተሰረሐ እዩ?

ኣብዚ ንሪኦ ዘለና ምስሊ ናይ ገዛ ምስሊ ዘርኢ ኾይኑ እዚ ገዛ እዚ ዝተፈላለየ ዕንወት ወይ ድማ ዝተፈላለየ ጥቕዓት በፂሕዎ ኣሎ፡፡ እዚ ጥቕዓት እዚ ናይ ምንታይ ምልክት የሪአና?

እዚኣ ንሪኣ ዘለና ዓይነት ዑፍ ኮይና ፍልይ ዝበለ ዓይነት ሕብሪ ትውንን ዑፍ እያ። እዛ ዑፍ እዚኣ መብዛሕቲኡ ግዜ ኣብ ከመይ ዝበለ ከባቢታት ትነብር ?እንታይ እንዳተመገበት ከ ትነብር ?

ኣብዚ ንሪኣ ዘለና ዘይሃስስ ፍቅሪ ዝብል ኣርእስቲ ዘለዋ ናይ ፍቅራዊ ሓቀኛ ዛንታ ተዘንቱ ዓይነት መፅሓፍ እያ። እዛ መፅሓፍ እዚኣ ብመን ተፃሒፋ? ብክንደይ ዓመተ ምህረት ከ ተደሪሳ ?

እዚ ኣብዚ ንሪኦ ዘለና ዓይነት ኣቕሓ ስፈ ተባሂሉ ዝፍለጥ ዓይነት ኣቕሓ ኾይኑ ኣብ ገዛውትና ንጥቀመሉ ዓይነት ኣቕሓ እዩ፡፡ እዚ ዓይነት ኣቕሓ እዚ ካብ ምንታይ ዝተሰርሐ እዩ?

ኣብዚ እንሪኦ ዘለና ድማ ካብቶም መሰረታዊ ግልጋሎት ዝበሃሉሓደ ንወዲሰብ መሰረታዊ ነገር ዝኮነ ማይ እዩ። ማይ ንምስታይ ይጠቅመና። ካሎኦት ጥቅምታት ናይ ማይ ድማ እንታይ እንታይ እዮም?

ኣብዚ ንሪኦ ዘለና ድማ ታሪካዊ ቦታታት ትግራይ ካብ ዝበሃሉ ሓደ ቦታ እንትከውን፣ ኣብ እዚ ቦታ እዚ ድማ ሓደ ገዳም ይርከብ። እዚ ገዳም እዚ እንታይ እናተብሃለ ይፅዋዕ?

ኣብ እዚ ንሪኦም ዘለና ድማ ዝተፈላለዩ ናይ ባህላዊ ኣከዳድና ተከዲኖም ኣብ መኣዲ ተቀሪቦም ንርኢ ኣለና ከምኡ ድማ ኣብ ማእኸል ዘሎ ድምፃዊ እዩ ።ናይዚ ድምፃዊ ስም መን ተባሂሉ ይፍለጥ ?

ባህላዊ ዝኮነ አከዳድና ዝተከደኑ ሰባት ዘርእየና ምስሊ እዩ:: ከምኡ ድማ እዚም ሰባት እዚአ አብ ታሪክዊ ዝኮነ ስፍራ እዮም ከፍ ኢሎም ዘለው እዚ ታሪካዊ ስፍራ እዚ አበይ እዩ?

እዛ ንሪኣ ዘለና ጓል ኣንስተይቲ ባህላዊ ኣከዳድና ዝተከደነት እንትከውን ከምኡ ድማ ዝተፈላለዩ መጋየፂ ኣብ ግምባራ ፣ ኣብ ክሳዳ እና ኣብ እዝና ገይራ ኣላ። እዚ ኣብ ክሳዳን ኣብ ግምባራን ዘሎ ዓይነት መጋየፂ ካብ ምንታይ ዝተሰርሐ እዩ?

እዛ ንሪአ ዘለና ጓል አንስተይቲ ናይ ባህላዊ ትሕዝቶ ዘለዎ አከዳድና ተኸዲና ኣላ:: እቲ ተኸዲናቶ ዘላ ናይ ባህላዊ አከዳድና ናይ ምንታይ ዓይነት ባህሊ ይገልፅ?

ከም ዝፍለጥ ገዛ ካብ ብዙሕ ዓይነት ነገራት ክንሰርሕ ንኽእል ኢና፡፡ እዚ ንሪኦ ዘለና ዓይነት ገዛ ድማ ብፍላይ ኣብ ገጠር ንሪኦ ዓይነት ኣሰራርሓ ገዛ ኾይኑ ካብ ምንታይ ካብ ምንታይ ተሰሪሑ ኣሎ?

እዛ ንሪኣ ዘለና ዕሸል ጓል ኣንስተይቲ ጋመ ተባሂሉ ዝፍለጥ ዓይነት ቁኖ ተቆኒና ኣላ። ከምኡ ድማ ዝተፈላዩ መጋየፂ ኣብ ርእሳ፣ ኣብ ፀጉራ ገይራ ኣላ ።እዚ ገይራቶ ዘላ ዓይነት መጋየፂ እንታይ ተባሂሉ ይፍለጥ?

እዚ ንሪኦ ዘለና ኣብ ናይ ሕርሻ ቦታ ኾይኑ ከም እቲ ንሪኦ ዘለና ድማ ሓምለዋይ ዝተሸፈነ ቦታ እዩ፡፡ እዚ እንሪኦ ዘለና ዓይነት ሓምሊ ዓይነት ተኽሊ እንታይ ተባሂሉ ይፅዋዕ?

አዚ ንርኦ ዘለና ናይ ተምሃሮ መደርደሪ መፃሕፍቲ እዩ። እዚ አኒርኦ ዘለና ዓይነት መፃሓፍቲ ብፍላይ ኣብ ከመይ ዝበሉ ክንረኽቦ ወይ ድማ ክንሪኦ ነኽእል።

እዚ አብ ምስሊ እንሪኦ ዘለና ድማ አብ መመላክዕን መፀባበቅን ዝምደብ ኮይኑ፤ ንቆልዑ ንቆርበቶም እንቀብኦ ዓይነት ቅብአት እዩ፡፡ እዚ ቅብአት እዚ እንታይ ተባሂሉ ይፅዋዕ?

ኣብዚ ምስሊ እንርእያ ዘለና ድምጻዊት ራሄል ሃይለ ተባሂላ ትፍለጥ ድምጻዊት እያ። እዛ ድምጻዊት እዚኣ ንብዝሕ ዝበለ ዓመታት ኣብ ሙዚቃ ዝጸንሐት ድምጻዊት እያ። እዛ ድምጻዊት እዚኣ ክሳብ ሕጂ ክንደይ ዝኣክሉ ነጸላ ዜማታት ሰሪሓ ኣላ ?

ኣብዚ እንሪኦ ዘለና ናይ ሃይሞኖታዊ ትሕዝቶ ዘለዎም ቅርፅታት ብፍላይ ድማ ኣብ ቤተክርስትያት ብኣብዛሓ ግዜ ንሪኦም እዮም ። እዞም ኣቕሓ እዚኦም ካብ ምንታይ ዝተሰርሑ እዮም?

ኣብዚ ንሪኦ ዘለና ዝተፈላለዩ ባህላዊ ክዳውንቲ ዝሽየጥዎ ቦታ ንርኢ ኣለና፡፡ እዞም ባህላዊ ክዳውንቲ እዚኦም ካብ ዝተፈላለዩ መሳርሕታት ይስርሑ፡፡ ካብ ምንታይ ካብ ምንታይ ይስርሑ ? ኢሉ ድማ እዞም ክዳውንቲ እዚኦም ኣብ ምንታይ ዓይነት ኩነታት ኣብ ምንታይ ዓይነት ወቕቲ ንኽደኖም ?

ኣብዚ ንሪአን ዘለና ክልተ ደቂ ኣንስትዮ ድማ ሓደ ዓይነት ናይ ፀጉሪ ኣቋንና ኣሰራርሓ ተቆኒነን ኣለዋ። እዘን ደቂ ኣንስትዮ ተቆኒነንኦ ዘለዋ ዓይነት ቁኖ ፍሉይ መፀውዒ ኣለዎ። እንታይ እንዳተብሃለ ይፅዋዕ?

ኣብ እዚ ምስሊ ቀለም ንሪኢ ኣለና። ከምኡ ድማ ንመልከይ እዚ ቀለም ዝጠቅም ዓይነት መሳርሒ ንርኢ ኣለና፡፡ እዚ መሳርሒ እዚ ታይ ተባሂሉ ይፍለጥ ፡፡

ኣብዚ ንሪኦ ዘለና ንዓይንና ሰሓቢ ዝኾነ መናፈሻ ንሪኢ ኣለና ከምኡ ድማ ናይ ሓደ ከተማ ፅባቐ ዘርኢ እስሊ እዩ፡፡ እዛ ከተማ እዝኣ እንታይ ተባሂላ ትፅዋዕ?

ኣብዚ ንሪኦም ዘለና ድማ ዝተፈላለዩ ዓይነታት ሳሙና ዝተደርደሩ ኢና ንርኢ ዘለና፡፡ ሳሙና ካብ ምንታይ ይስራሕ? ንምንታይ ዓይነት ጥቕሚ ድማ የገልግል?

እዚ እንርእዮ ዘለና ድማ ቤት ብልዕን መስተን ኮይኑ ዝርእዩ ድማ ብሓፁር ተሓፂሩ ኣሎ:: እዚ ተሓፂሩሉ ዘሎ ሓፁር እንታይ ተባሂሉ ይፍለጥ?